ሽብጢ እቲ ሓደ ካብቶም መፅረይ ክዳውንቲ ዝበሃል ባህሊዊ ሳሙና እዩ። አፅዋት ከም ሳሙና ከገልግሉ ይክእል ድዮም?

ካብ ዘበን ናብ ዘመን ወዲ ሰብ ኣብ ኣከዳድና ኣብ ኣነባብራ ኣብ ዝተፈላለዩ ናይ ቅዲ ምቅይያር ይገበር ኣሎ እቲ ዝሓሸ ቅዲ ግን እንታይ እዩ?

ኩትቻ ካብቶም ጥንታዊ መጋየፂ ናይ ተጋሩ ኣንስቲ እዩ፡፡ ካብ ወርቅን ካብ ብሩርን ዝተሰርሓ ብኣብዝሓ ጠለብ ይረክብ:: እዚ ኩትቻ ኣብ ካሊእ ቦታ ይፍለጥ ዶ?

ናይ ሓደ ነገር መንነት መፍለዪ ካብ ዝባሃል ሓደ ምልክት አለዎ። ንምንታይ ቡዝሕ ሰብ ግን ካብ ሰብ ምኻን ሓሊፍ ካሊእ ማንነታዊ ሽክም ወይ ምልክት ዝመርፅ።

ወላዲ ምስ ውሉድ ዘሎ መደብ ስድራ ተባሂሉ ይፅዋዕ፡፡ ሕድሕድ ስድራ ምስ ዝእከብ ከዓ ማሕበረሰብ ይባሃል፡፡ ኣብዚ ናይ ስድራቤት ናይ ሓሳብ ምፍልላይ ኣብ ማ/ሰብ ጎንፂ ክህሉ ይኸእል ዶ?

ድሙ ካብቶም ተፈራሒኒ ናይ ገዛ ወይ ድማ ፍትዊ እንስሳ ዘቤት እያ ። ምስኣናፁ ዘለዎ ፀልኢ ከዓ አመና እዩ ዝገርመኒ። ብባህሪኢ ግን ድሙ ካብ ቀደም አብ መፀሓፍ ቁዱስ አይተፀወዐትን። ንምንታይ እዩ?

ብራና ካፍቶም ፅሕፈት መሳርሒ ሓደ እዩ። እዚ ኽዓ ባህላዊ እዩ። መብዛሕቲኦም ናይ ዓድና ስነ ፅሑፋት ካብ ግእዝ ጀሚሩ ኣብ ብራና ዝተፅሓፉ እዮም። እዚ ግን ምንጩ ካበይ ይኸዉን።

አብ ዓድና መሰረታዊ ልምዓት ዳርጋ አይተማለእን እንተዝባሃል እዩ ዝግለፅ። ምክንያቱ ማይ ፃምእ በቢወቅቱ እዩ ዝኽሰት፣ መብራህቲ ከዓ ብጣዕሚ እያትጠፍእ አዲአ ትቁፀራ፣ ቡዝሕ ግዜ እያ ትጠፈእ። እንታይ እዩ ምክንያቱ ግን?

ብዙሕ ትግራዋይ ከም መፍለጢ ምልክት ኣብ ሽፋሽፍቱ ጥባሕ ኣለዎ እዚ ጥባሕ እዚ ከም ምልክት ከም ሕላገት ወይ ከም ኣርማ እዩ ብ11 ምልክት ከዓ ይፍለጥ ካሊእ እንታይ ይበሃል ?

ፀጉሪ ብዙሕ ዓይነት እዩ፣ እቲ ሓደ ጉተና እቲ ሓደ ከዓ ቆርጫጭ ማለት ሕፅር ዝበለ፣ እቲ ሓደ ከዓ ዛውያ ወይ ድማ ዛውዛዊና ተባሂሉ ይግለፅ፡፡ ብዙሕ በሰብ ከዓ ክደሃለሉ ወይ ከዓ ክምጎሰሉ ይረአ፡፡ ኣብ ካልእ ቦታ ከ ከምዚ ይግበር ዶ?

ብምዕራብ ትግራይ ከባብታት ሓንቲ ላሕሚ ካብ ጓል ላሕሚ መፍለይ ዓርሱ ዝኸአለ ምልክት አለዎ :: እዚ ምልክት እዚ ከዓ ሕላገት ይበሃል ::ብኸሊእ ዓዲ ታይ ተባሂሉ ከምዝፅዋዕ አይፈልጥን። እንታይ ኮን ይበሃል ?

ካብ ፍራምረ እቱይ ብጣዕሚ ዝገርሙኒ ዝነበሩ ሓደ ጋባ እዩ። ጋባ ኣዝዩ ምቁር ፍረ ኮይኑ ናብ ቅውዒ ወቅትታት እዩ ዝፈሪ ካብኡ ሓሊፉ ከዓ ኣጉልሙን ኣሎ እዙይ ከዓ ምፅፅ ዝበለ ንከብዲ እውን ከም መድሓኒት ንጥቀመሉ። ካሊኢ ፍራምረ እንታይ ይከውን?

አብ ዓድና ምህርቲ መፅሓፍ ቋንቋ ትግርኛ ብዙሕ የለን አምባቢ ድዪ ዋላ ፀሓፊ ዘየለ ግርም እዪ ዝብለኒ መንግስቲ ዉን ንቅሓት አይገበረን ንምንታይ ከምዚ ክከዉን ክኢሉ?

ወዲ ሰብ ዝተፈላለየ ናይ ጥበብ ርድኢት ሃሊእዎ እሞ ድማ ካብ ወለዶ ናብ ወለዶ ክሓልፍ ካብኡ ተሪፉ ድማ እናተመሓየሸ ፀገም መፍትሒ ክግበረሉ ናይ ግድን ትምህርቲ ወሳኒ እዩ፡፡ ብዝሓሸ መልክዑ ግን ከመይ ክወሃብ ኣለዎ?

ኣያታትና ኣጽኒዕኩም ሓዝዋ ዝበሉና ማዕተብ ኣላ ታብኡ ሓሊፉ ግን ሃይማኖት ታይ ምኳኑ ዘይርዳኣኒ ማዕተብ ምእማን ዶ ዋላስ ነቲ ሓሳብ ብርድኢት ብዕምቖትን ምፍላጥ እዩ እንታይ ይከዉን?

ሓደ ህዝቢ ዓርሱ ዝካአለ ንቅሓት አለዎ አዚ ከአ ብባህሊኡ ገይሩ ጥበብ ይገልፅ አብ ሙዚቃ ዓርሱ ዝከአለ ናይ ያሬዳዊ ዜማ ዝኮነ ጥብ አለና እዚ ካብቲ ባህልታትና ዝወረስናዮ ሓደ ጥበብ እዩ። ባህልን ጥበብን ግን አፈላላዮም ክንደየናይ እዩ።

ወድሰብ ንኽነብር ካብኣቶም ሓደ ገዛ ክሰርሕ ወይ መፅለሊ ክገብር ኣለዎ ብኸምዚ ምክንያት ግን ተፈጥሮኣዊ ተኽልታት ክቆርጽ ናይ ግድን ድዩ? ከባቢ ኸ ክብክል ናይ ግድን ድዩ ?

ወድሰብ ካብቶም ኣዝዮም ዘድልዩ ዓይነታት ግልጋሎት ሓደ መሰረታዊ ዝበሃሉ ናይ ማይ ኣቅርቦትን ናይ መብራህቲ ኣቅርቦትን እዩ። ካብኡ ብተወሳኺ ካልኦት ግልጋሎታት እንታይ ክኾኑ ይኽእሉ?

ተፈጥራዊ ቦታታት አዚዮም እዮም ዝስሕቡኒ ።ካብቲ ዘመናዊ ናይ ረብሻ ድምፅታት ሓሊፉ ጥዑም ዝኾነ ናይ ምዝንጋዕ ተኽእሎ አለዎ። አነከአ ብጣዕሚ እዮም ዝብሩሁኒ። ዝሓሽ ቦታ መን ክሕብረኒ ይክእል?

ካብ መሳርሒ ሙዚቃታት ሓደ ጭራዋጣ ዓብዪ ናይ ሙዚቃ ቅኒት ከምዘለዎ ይፍለጥ ሻምብቆ ኸኣ ብዙሕ ዛንታታት ኣለዎ ምስ ነብሪ ምስ ብዙሕ ነገር ተተሓሒዙ ማለት እዩ ካሊእ እንታይ ክኸውን ይኽእል።

ዘመን ኣምፅኦ ዝተፈላለዩ መሳለጢ ስራሕቲታት ናይ ጥበብ ወዲ ሰብ ዝመሃዞም እኒአዉ፤ እዚኦም ከዓ ሞባይል ፣መብራህቲ ኣምፑል ብኤለክትሪ ዝሰርሕ እኒአዉ። ካልኦትስ ታይ ምዕባለታት ኣለዉ ኣብዚ ክፍለ ዘመን?

ከልቢ ካብቶም እሙናት እንስሳት ዘቤት እዩ። ግን ዓልየቱ ምስ ተኩላ ይመሳሰል እዩ። ከልቢ ግን ንምንታይ ኣመና ፈቃር ኮይኑ ንዓይ ብጣዕሚ እዩ ዘሕስበለይ ከልቢ ዶ ፈቃር ዋላ ሰብ?

ኣብ እንዳ ብልዒ ወይም ቤት ብልዒ እቲ ኣዝዩ ህቡብ ዝኾነ ኣብ ዓድና ዝብላዕ ስጋ እዩ። ካብ ፆም ወቕቲ ሓሊፉ መስተ ኸኣ ቡን ሻሂ እዩ ። ካልእ እንታይ ክህሉ ይኽእል ኣብ ካልእ ቦታ?

ኣልቦ፣ ማዕተብ፣ ዝተፈላለዩ ናይ መስቀል ናይ ብሪ ናይ ወርሒ ስራሕትታት ሓደ መጋየፂ እዮም፡፡ ኣብ ባህልታትና ዓብይ ተፅእኖ ከዓ ኣለዎም፡፡ ከም ናይ ሃይማኖታዊ ቅዋምካ ከዓ ይገልፁ፡፡ ካብዚ ዝሓሸ እንታይ ክገልፅ ይክእል?

ሓደ ሰብ ካብ ሃይማኖት ናብ ሃይማኖት ክቅይር ዝገብሮ ምክንያት እንታይ እዩ? ናይ ሓሳብ ፍሉይ ድዩ ዋላስ ናይ ሰብ ተፅዕኖ? ዋላስ ብናይ ጅባ ሕፅረት ይከውን?

ጥንታውያን ዝኾኑ እፅዋት ኣብ ዓድና ዝወቅሉ ኣብ ካሊእ ዘይርከቡ እፅዋታት ኣለዉ። እዚኦም እፅዋት እዚኦም ከዓ ብጦርነት ፈሊሶምን ጠፊኦምን እዮም። ኣብ ዓድና ዓብይ ናይ ድኽነት ናይ እፅዋት ምሽርሻር ኣጋጢምዋ ዶ ይኾውን?

አብ ሞንጎ ብዙሕ ዕላላት እቲ ዝተፈላለየ ዕላል ወይ ክዓ ዝተፈለየ ሓዱሽ ሓበሬታ ዜና ተባሂሉ ይፍለጥ፡፡ ኣብ ካሊእ ቦታ እንታይ ይባሃል?

ኣብ ከባቢና ወርቅታትና ይጉሕጋሕ ኣሎ፣ እዚ ክዓ ነቲ ወርቂ ጥራሕ ነቲ መሬት ክሃሲ ይረአ ኣሎ፣ ዘተፈላለዩ ባዕዳዊ ዝኮኑ ፈሰስቲ ዝተቃመሙ ፈሰስቲ ወይ ከዓ ጎዳእቲ እዮም፡፡ ንምንታይ እዩ ከምኡ ዝግበር?

ኣብ ሚድያታት መብዛሕተኡ ግዘ ዝረኣዩ መፋለጢ ንህፃናት ብከመይ ፅልዋ ከሕድረሎም ይክእል። ንኣብነት ናይ ኣልኮላዊ ንህፃናት መፋለጢ ክብህጉዎን ኣእምርኦም ክሰፍርን እዩ ዝገብር ። እዚ ጌጋ ኣይኮነን?

ሓንቲ ሃገር ወይ ድማ ክልል ካብ ካሊእ እትፍለየሉ ዓርሱ ዝኸኣለ ምልክት ኣለዋ። እዚ ከዓ ባንዴራ ይባሃል። ካብ ጨርቂ ምኻኑ ሓሉፉ ዓብይ ትርጉም ይህልዎ ዶ?

ብዝብል ዘመናዊ ምስ ግዜ ዝጠልቦ ቅዲ ኣመና እዩ ባህ ዝብል ዋላ እኳ እንተኾነ ግን ክብርታት ባህሊ ዓድኻ ንኽትጥሕስ ግን ደስ ኣይብልንእዩ። ንምንታይ እዩ ቡዙሕ ሰብ ከምዚ ዝገብር ግን?

ኣብ ባህልና ብዙሕ ዓይነት ጥበባት ኣለዉ ።እዚ ጥበብ እዚ ኸኣ ካብ ወለዲ ናብ ወለዶ ንኽመሓላለፍ ናይ ግድን ክትርጐም ኣለዎ። ትሓደ ብብራና ዝተፅሓፈ ፅሑፍ ብግእዝ ምኳኑ እዩ። ብትግርኛ ተዝትርጎም ይሓይሽ ዶ?

ሓምሊ አድሪ ካብቶም አዚና ንፈልጦም ንፈትዎም አብ ከባቢ ሰነ ሓምለ ዝቦቅል አብ አሕምልቲ ዝምደብ ቆፀሊ እዩ። ካሊእ እንታይ ደስ ይብሎ ይከውን?

ብዙሕ መድሓኒት ካብ ተኽልታት ወይ ከዓ ካብ እፅዋት ይስራሕ። ምክንያቱ ንሳቶም ዝሓዝዎ ሕድሕድ ባእታት ምስ ሰዉነትና ክፍዉስ ዝኽእል ዓቕሚ አለዎም። ካብኦም ዝሓሸ ክስራሕ ይክእል ዶ?

ምህሮ ናይ ግድን እዩ። ወዲ ሰብ ንኽሓስብ ጥራሕ ዘይኾነስ መፍትሒ ንኸምፅእ ወሳኒ እዩ። ግን ንሕና ፈታሕቲ ፀገም ዘይኾናስ ፀገም ኮይና ምትራፍና ኣብዚ ግዜ ኣመና እዩ ዘጉሂ። እንታይ ክገብር ምተገበኦ?

ኣነ ብባህርየይ እናተዛወርኩ ዓዲ ዓዲ ከምረኣኩ ከም ጎብኖኩ ባህ ይብለኒ። ግን መጀመርያ ትግራይ ዓደይን ከባቢኣን ኣጥዕየ ክርኢ ይደሊ። ካሊእ ቦታ ክግቡኒ ኣለዋ ዝባሃል ኣዮን ግን ይከውን?

ኣብ ዓድና መናእሰይ ብብዝሒ ሒዞምዎን ዘለዉ ዝፈትዎን ብሽኪሊት ሞተር ይባሃላ፡፡ ብጣዕሚ እየን ፈጣናት ግን ኣብ ሓደጋ ትራፊክ ኣዙዩ ልዑል ሳዕቤን የብስዕባ ኣለዋ፡፡ ብምንታይ ክንቆፃፀሮ ንክእል?

እንዳባ ሃኒ፣ ሓወልቲ ኣኽሱም፣ ቤተ ክርስትያን እንዳገርዓልታ፣ ፅዮን ተፈልፎሉ ቤተክርስትያን እውን ይርከብዎም። እዙይ ኪነ ህንፃ እዚ ኣብ ዓድና ዓብይ ጥበብ ዝተርኣየሉ እዩ። ሎሚ ከ እዚ ማሕበረሰብ ጥበበኛ ዘይኾነሉ ምኽንያት እንታይ እዩ?

ኣብ ዓድና ዝተፈላለዩ ናይ እምነት ፍልፍል ዋላ እኳ እንተሃለዉ ተከባቢርካ ናይ ምንባር ግን ሓደ ፅቡቅ ጎኒ አብ ዝሓለፈ ዓመታት ይረአ ነይሩ፡፡ ኣስላማይ ከስታናይ ከይበልካ ትነብር፡፡ ኣብዚ ሕዚ ሰዓት ግን እንታይ እዩ መንቀሊኡ?

ዝተፋላለዩ መሳራሒታት ኣለዉ። እዚኦም ከዓ ናይ ሙዚቃ ክኾኑ ይኽእሉ ናይ ገዛ መሳርሒ ክኾኑ ይክእሉ እዚኦም ኩሎም መሸጣ ብሓደ ዝርከቦ ቦታ ኣበይ ክኸዉን ይኽእል? ሓበሬታ ክረክብ ይኽእል ዶ?

ኣብ እንዳ መስተና ወይድማ እንዳ ቤት መስተ ቤት ምግቢ ዓብዩ ኣፈላለይ አለዎ። እንዳ ምግቢ ዓብይ ናይ ድግስ ቦታ እዩ ዝርኣየካ ኣብ እንዳ መስት ግን ናይ ባእሲ ምርኢት እውን ትሪኢ ኢካ። ንምንታይ እዩ ከምኡ ኮይኑ?

ናብ ዘመናዊ መሸጣ ኣቑሑ ከይደ ኣብዚ ዘመናዊ ኸዓ ንመጀመርያ ግዜ እዩ ካብኡ ኸዓ ምስሊ ኩሉ ተግባራትካ ምንቅስቃስካ ትዕድጎ ኣቕሓ ትወስዶ ትቐርፅ ካሜራ ረኣኹ ንምንታይ እዩ ከምኡ ዝግበር?

ገዛና እንዳ ቤት ብልዒ እዩ:: ኣብ መንጉኡ ክዓ ዝተፈላለዩ ናይ መስተን ናይ ምግብን መሸጣ ነቅርብ፡፡ ብዙሕ ሰብ ኣብ ገዛና ዝፈቱ ክዓ ኣበርኪቱ ናይ ምግቢ ጠለብ እዩ ዝገብር፡፡ ኣብ ካሊእ ቦታ ዝሓሸ ቦታ እንታይ መስፈርቲ ኣለዎ?

እንድሕር ዳኣ ኣብ ከባቢና ሓዱሽ ነገር እንተተፈፅሙ ኩሉ ግዜ ወይ መርድእ እዩ ወይ ብስራት እዩ። እዙይ ከዓ ኣብ ምድያ ስለ እንተዝሓልፍ ዜና ምኮነ። ዝገርም እዩ ካሊኢ መማሓላለፊ እንታይ ክህሉ ይክእል?

መጋየፂ ማለት ሰባት ንምምልኻዕ ኢሎም ተወሳኺ ግብኣት ክጥቀሙ ኸለው እዩ። ንኣብነት:-ወርቂ፣ ሰዓት፣ ብሩር ካልኦትን

ዝተፈላለየ ሓሳብ ናይ ፖለቲካ ኣሎ። እዚ ጎንፂ ካብ ምፍጣር ሓሊፉ ግን መፍትሒ እንተዝኸውን ንሓንቲ ዓዲ ንምምዕባል ወሳኒ ምኾነ ።ብኸመይ ሜላ ክንጥቀሞ ይግበኣና ኸ?

ፈረስ ወይም ኣድጊ ባህላዊ መጓዓዝታት እዮም፡፡ ካብኡ ሓሊፉ ግን ሓደሽቲ መኻይ፣ ባጃጅን ሞቶራትን ይበዝሓ ኣለዋ፡፡ ንጠንቂ ሓደጋ ትራፊክ ከዓ ንጋለፅ ኣለና፡፡ እዚ ክመሓየሽ ይክእል ዶ?

ኣብ ሕርሻ እቲ ዓብዪ ጥበብ ዝገብራ ዓድታት ሓንቲ እስራኣኤል እያ። ንኡሽተይ መሬት ክንሳስ ንትግራይ ካብ ትግራይ ይኹን ካብ ዓለም እታ ብሕርሻ ዝተፈልጠት እያ። ንሕና ከምኡ ክንገብር ምተገብኣና ዶ ?

ጫማ ኳየ ዝበሃል ኣሎ ተወሪሱ ድዩ ኣይተወረሰን እቲ ስም ግን ኣመና ቀደም ዝፍለጥ ጫማ እዪ። ሎሚ ክዝዉተር አይረአን ዋላስ ሽም ቀይሩ ዶ ይኸዉን?

መድሓኒታት ክቅመሙ ከለው ካብ ተክልታት ኣይመስለንን ነይሩ። ብዝሰማዕክዎ ፅንሕ ኢለ ግን ካብ ኣፅዋት እዮም ዝቅመሙ ጎናዊ ሳዕብየን ይህልወም ዶ?

ካፍተን መሳርሕታት ሙዚቃ ክራር ኣመና ባህ ትብለኒ፡፡ ክራር ኣብ ሙዚቃ ዓብይ ተፅዕኖ ኣለዋ ኣብ ትግርኛ፡፡ ኣመና ከዓ ባህ ትብል እያ፡፡ ከም ዋና መሳርሒ ተባሂላ ኸዓ ትፅዋዕ፡፡ ኣብ ካልእ ቦታ ትፍለጥ ዶ?

ስዋ ዳጉሻ እቲ ፍሉጥ መስተ እዩ ፡፡ ኣብ ካሊእ ቦታ ግን ስዋ ካብ ካሊእ እክልታት እዩ ዝስራሕ፡፡ ስዋ ዳጉሻ ግን ፍሉይ ጣዕሚ ከም ዘለዎ ይምስከር እዩ፡፡ ኣነ ዋላ ብጣዕሚ እየ ዝፈቱ። ካሊእ ቦታ ግን ነዚ እክሊ ብካሊእ እክሊ ዝሰርሕዎ?

ሓዱሽ ወይ ከዓ ዘይተለምደ ቅዲ ብልሙድ ኣብ ዓድና ብዙሕ ተቐባልነት ተዘይሃለዎ ባህላዊ ክዳዉንትና ኮነ ካልኦት ንዝመፅእ ግን ፅቡቅ ይከዉን። ካሊእ ታይ ክከዉን ይክእል?

ማሕበረሰብና ንፖለቲካ ሓዱሽ ዋላ እንተዘይ ኮነ ሕዚ ግን ኣመና ካብ ባህሊ ብዝወፀ መንገዲ ክብርታት ሰብ ብዝትንክፍ መልክዑ ፖሊቲካ ክትግበር ምርኣይ ኣመና ዘሕዝን እዩ፡፡ ንምንታይ እዩ ሓደ ፖለቲካኛ ክሳብ ክንድኡ ሕሊንኡ ዝሸይጥ ግን?

ወድሰብ ዝፈጠሮ ከምዘለዎ ተደሪኩ ብፅኑዕ እምነት ዘምልኮ ሓሳብ ኣለዎ:: እዚ ከዓ ኣምልኮ ተባሂሉ ይፅዋዕ ወይ ከዓ ሃይማኖት ግን ሓቀኛ ምኳኑ ብምንታይ ይፍለጥ?

ሉስሉሳት መስተ ኣልኮላዊ ተፅዕኖታት ዋላ እኳ ይሃልዎም ፣ በቲ በዝሒ መጠኖምን ሽኮሮምን ናይ እቶም ባእታታት ውህደትን ክጎድኡና ይክእሉ ዶ? ኣብ ጥዕናና?

ማሽናት መሳለጢ ስራሕ ካብ ምኻኖም ሓሊፎም በዚ ዘመን እዚ ግን ኣብ ክንዲ ሰብ ተኪኦም ናይ ምምእዛዝን ናይ ምስራሕን ዓብይ ታራ ይፃወቱ ኣለው ። 'ዎ እዚ ግን ስልጣን ወድሰብ ክወድቅ ይገብርዶ ?

ናተይ ፀጉሪ ካብ ናይ ኣሕዋተይ ኩሉ ዝተፈለየ እዩ ።ልስልስ ከዓ ዝበለ እዩ ፅልም ከዓ ይብል ።ኣዴታትና ከዓ ብጠስሚ ዝማዕረገ ፀጉሪ ኣለዎን። ኣብ ራያ ከባቢ ንምንታይ ስብኡት ጠስሚ ይቅብኡ ? እንድዒ።

ያህለላ ዝባሃል ስፖርታዊ ባህላዊ ስፖርታዊ ጨወታ ኣሎ፡፡ እዚ ምንቅስቃስ እዚ ከኣ ኣመና ባህ ዝብል እዩ ግን ጎናዊ ሳዕቤን ውን ኣለዎ፡፡ ወይከዓ ኣብ ካሊእ ቦታ ኳሊንኳል ተባሂሉ ይፅዋዕ፡፡ ዓይኒ ሰብ ብቐሊሉ ክጠፍእ ይኽእል፡፡ ካሊእ ቦታ ታይ ተባሂሉ ይፅዋዕ?

ካብ ስፖርታዊ ምንቅስቃሳት ሓደ እቲ ተጋሩ ጎሊሆም ዝርኣይሉ ቦታ ጉያ እዩ። እዚ ከዓ እቲ ዘለዉዎ ከባቢ ናብ ዓቀብን ቁልቁለትን ተፈጥሮ ካብ ምኳኑ ዝተልዓለ ክኸዉን ይኽእል ዶ?

ሰብ ንሳሓባይነት ወይ ንመመላኽዒ ዝጥቀመሉ ጌፅታት ሓደ እቲ ዝኸበረ ወርቂ እዩ፡፡ ወርቂ ግን ካብ ካልኦት መጋያየፂ እንታይ ክቡር ክገብሮ ኪኢሉ?

ብዙሕ ግዜ ኣብ ዕላላት ዝዝውተር መንበሪ ገዛን ካሊእ ገዛን እዩ። እዚ ኣፈላላዩ እንታይ ክኸውን ይኽእል?

ጰጉሪ ዝበሃል ካብቶም ናይ ወድሰብ ተፈጥራዊ መልክዕን ክፍሊ ኣካልን እዮም። ሕማቅ ፀጉሪ ዘለዎ ከዓ ሕማቅ መልክዕ ይህልዎ። ንኣብነት ስለ ፀጉሪ የማነ ባርያ ደሪፍዎ እዩ።

መትሓዚ ማይ ዝኾኑ ናይ ገዛ ኣቑሑ ኣለው። እዚኦም ከዓ እቲ ባእታታት ምስ ዝፀንሕ ጉድኣት ክህልዎ ይክእል ዶ?

ዕዳጋ ወሪደ ክዕድግ ካብ ባህ ዝብለኒ ሓደ ነገራት ተዝህሉ ብቆልዓይ እቶም ምቁራት ፍረ እዮም። ካብኣቶም ከዓ ዓየ ክዕድግ ከለኹ ባህ ይብለኒ። ቅድሚ ምዕዳካ ግን እቲ ሸያጢ ጣዓሞ ይብልካ ንምንታይ እዩ ከምኡ ዝብል?

ቡዙሓት መንበሪ ግዛ ኣለዉ እዚኦም ከዓ ካብ'ቲ ናይ ስራሕ ዝፈልየሎም ሓደ እቲ ዝህሉ ኣብ ዝተፈለየ ስዓታት ድራር ሰዓት እዩ። ቡዙሕ ሰብ መንበሪ ገዝኡ ዝመርፅ ናይ ስራሕ ሰዓት ስለ ዝሻመዮ ዶ ይከዉን ?

ኣብ ትግርኛ ዜና እቲ ህቡብ ሰብኣይ ሙዲ ዓሊ ተባሂሉ ይፍለጥ። ፅሩይ ትግርኛ ትሕዝቶ ከምዘለዎ ከዓ ብቡዙሕ ሰብ ተቀባልነት ኣለዎ። ኣብ መንጎ ትውልዲ ከዓ ዝክሪ ኣለዎ ። ካሊእ መን ክበሃል ይክእል?

ኣብ ሕጊ ዳ ባ ቀደም ዝበን ሕጊ እንተተባሂሉ ኣይድፈርን ከዓ ኣኽበርቱ ዓበይቲ ዓዲ እዮም።

ወዲሰብ መዓልታዊ ምግቡ ንክረክብ ናይ ግድን ክርህፅ ደሞዙ ክእክብ ከዓ ኣለዎ::ካብኣቶም ዝተፈላለዩ ዕማማት ዕዮታት ኣለው:: ካብ እቶም ዝሓሸ ስራሕ እንታይ ክከውን ይክእል?

ባህላዊ ትምህርቲ ቤት ተባሂሉ ዝፍለጥ ቦታ ሓደ የነታ ዝህበና ዝነበረ ትምህርቲ እዩ። እዚ ትምህርቲ እዙይ ካዓ ብመንፈሳዊ ጥራሕ ዘይኮነስ ዓለማዊ እውን ኣዝዩ ኣበርክቶ ኣለዎ። ናይ ቀደም ትምህርት ቤታት እንታይ ይባሃል ይኸውን ኣብ ካሊእ ቦታ ?

አብ ሃሩር ቦታታት ናይ ግድን መሰረታዊ ግልጋሎት ክግበር ይመዓድ። እዙይ ከዓ ከም እኒ ማይ ቡምባ ሓቋኒት ካልኦትን ማለት እዩ ። ምክንያቱ እቲ ሰብ እኩል ቀረብ ማይ ንምስታይን ንምሕፃብን ክግልገል ምእንቲ ።

ታኒካ ፣ኩባያ፣ ብያቲ፣ ሽሓነ እዚኦም ኩሎም ናይ ገዛ ኣቁሑ ይበሃሉ። ሕድ ሕድ መሳርሒ ክትጥቀመሎም ትክእል ከዓ ካሊእ ዝሓሸ እንታይ ክኸውን ይክእል?

ኣብ ሓደ ማሕበረሰብ ዓርሱ ዝከኣለ ስድራ ናይ ዓለታዉነትን ናይ ኣነነትን ባህርያት ኣለዎ። እዚ ከዓ ምስ ኣብ ሕድሕድ ስድራ ዘሎ ምስ ታሪካዊ ይኩን ናይ ቅዋም መግለፂ ክከዉን ይክእል እዩ። ንምንታይ ብዙሕ ሰብ ግን ብከምዚ ይጓነፅ?

ኣብ ቤት ምሕፃን ወይ ከዓ መርዑት ዝነብርሉ ቦታ ናይ ግድን መጋየፂ ክህልዎ ኣለዎ፡፡ እዚ ከዓ ብባህልና ድጉፍ እዩ፡፡ ከም ጥቅስታት ዝተፅሓፉ ኣብ መንደቅ ይሕብር፡፡ ካሊእ እንታይ ይገልፆ?

ባህልና ኣዝዩ እዩ ዝገርም! እቲ ሓደ ዝገርም ከዓ ጥበብ ከም ዘለዎ እዩ። ሓደ እንስሳ ንከይዳኸም ፆታዊ ርክብ ክገብር ምእንቲ ኣብ ብልዕቱ ወይ ፍረ-ነብሲ ናይ'ቲ እንስሳ ይቅጥቀጥ፤ እዚ ከዓ ንምምታይ እዩ ከምኡ ዝግበር?

አብ እንዳ መስተ ክትረክቦ ዘይትኽእል ሓደ ነገር ናይ ምግቢ ግልጋሎት እዩ። ዋላ እንተተረኸበ እቲ ሙዚቃ ብጣዕሚ ረባሺ እዩ። አብ እንዳ ምግቢ ከዓ መስተ ክርከብ ልሙድ እዩ። ንምንታይ እንዳ መስተ ህዱእ ዘይከዉን ?

ብዙሕ ሰብ ሓሳቡ ዘቅርበሉ ዘመናዊ መራኸቢ ዝኮነ ማሕበራዊ ሚድያ ኣሎ፡፡ ካብኣቶም ኣነ ደስ ዝብለኒ ፌስቡክ እዩ፡፡ ንካሊእ ሰብ እንታይ ደስ ይብሎ ይኮን?

ኣብራሃም ኣፈወርቂ እቲ ሁቡብ ስነ-ጥበባዊ እዩ። ካብዚ ሓሊፉ ከዓ ተፈላጢ እውን እዩ ። ሙዚቃ ካብ ዝተጣበበሉ ሓደ ንትግርኛ ዓብዩ ኣበርክቶ ዝገበረ ሰብኣይ እዩ። ካሊእ መን ይከውን?

አብ ሞንጎ እፅዋት ሓደ ዓውሒ ዝበሃል ተክሊ አሎ። አብ ማእከል ገዛና ከዓ አዝያ ምዕርግትን ምቁር ፍረን ተውፅእ ተክሊ እያ። እቲ ዕንፀይቱ እውን ንስራሕቲ ብዙሕ ዕንጨይቲታት ፅርበትን ትጠቅም። ካሊእ እንታይ ይኸውን ?

"ያሬድ ወይ ድማ ዘማሪ ቅዱስ ያሬድ ማህሌታይ ቅዱሰ ያሬድ" ተባሂሉ ዝፅዋዕ ኣብ አክሱም ዝተወልደ ንትግርኛ ጥራሕ ዘይኾነስ ንግዕዝ ንዓለም ዓብዪ ኣበርክቶ ገዲፉላ ካሊእ መን ኣሎ ?

ባንዴራና ክስብ ክንድኡ ፅብቅቲ ምኳና ኣብ ምግዳል እየ ሪአዮ። እዚ ከዓ ቀይሕን ብጫን ከኮብን ዘካተተ እዩ ። ካብኡ ሓሊፉ ግን ትርጉሙ ብዙሕ ሰብ ኣይፈልጦን ።ካሊእ ሰብ ይፈልጦ ዶ? ዝፈልጦ ክነግረኒ መን ይከውን መን ይክእል ?

ዓካት ዝተባሃለ ፍረ ሙቁር ፍረ እዩ። እዚ ከዓ ብድሕሪ ምስ በላዕናዮ መጫወቲ እንሰርሖ ነበርና። ካሊእ እንታይ ዓይነት ጠቅሚ ክህልዎ ይክእል? ከም እፅ ከ እንታይ መድሓኒት ክቅምም ይክአል? ይተሓተተለይ ዶ? ከመይ ይሓይሽ?

ዝተፈላለዩ ሓሰባት ኣለዉ ኣብ መንጎ ሰባት ሓደ ፈጣሪ ከም ዘሎ ይእምን ካውኡ ግን ዝተፈላለየ ናይ ኣምልኮ ስርዓታት ይፍፀም። ኩሉ ከዓ ናይ ሃይማኖት ሓሳብ ኣለዎ። ንኩልና ግን ዝሓሸ ሃይማኖት ኣየን ክኮን ይክእል?

ካብ ስርሒታት ሓደ ኪነ ህንፃ ዝኾነ ደጎል ይብሃል ወይ ከኣ ሓፁር ተባሂሉ ይፅዋዕ እዚ ከባቢኻ ወይ ድማ ገዛካ መከላኸሊ ምስ ትገብረሉ እዩ ካልእ እንታይ ይበሃል?

ገዛ ብጣዕሚ ካብቶም ወሳኒ መፅለሊ ሓደ እዩ፡፡ ካብኡ ብዝተረፈ ግን ክልተ መፀውዒ ክህልዎ ናይ ግድን ድዩ? ኣብ ትሰርሓሉ ቦታ ንምንታም መንበሪ ዘይትገብር? ምኽንያቱ እንታይ ይኸውን?

እቶም ኣዕርክተይ መሓዙተይ ተክ እስትንፋሰይ መብዙሓትኡ ግዜ መንናነይ ቦታ ኢሎም ዝወስዱኒ ናብ ሙዚቃ ዘለዎ ዘይርጉዕ ቦታ እዩ። እዙይ ከዓ ንዓይ ኣየዝናንየንን። መዝናነይ ቦታ ግን መስፈርቱ እንታይ ክከውን ይግብኦ?

ዝለዓለ ናይ ሂወት ትምህርቲታት ሓደ ትዕግስትን ተፃዋርነትን እዩ። እዚ ከዓ ንወዲ ሰብ ብዓርሱ ተኣማሚኑ ኣብ ዝገብሮ መንገዲ ሂወት ይሕግዝ እዩ። ካሊእ እንታይ ክኸውን ይኸእል?

ምስ ኣደይ ናብ ዕዳጋ እናኸድና ኣብ መንጎ እቲ ሰብን እቲ ኣብ መንጎ ት ሸያጥን እቲ ገዛእን ምቕያር ነይሩ፡፡ ሽዑ ንግዲ ምዃኑ ነጊራትኒ፡፡ እዚ ኸዓ ምትዕድዳግ ከምዝ ካኣል ብቆልዓይ ካብኣ ተማሃርኩ ካልኦት ካብ መን ተማሂሮም ይኾኑ?

ኣብ መፅሓፍ ርሂፅካ ብላዕ ዝብል ሕጊ ኣሎ፡፡ እዚ ኸዓ ንኣዳም ካብ ገነት ምስተባረረ ዝተውሃቦ ሓደ ትእዛዝ እዩ፡፡ ኣዳም እንተዘይባረር ንሕና ከምዙይ ኢልና ምደኸምና ወይስ ስራሕ ምሰራሕና ዶ?

ሓደ ሰብ ካብ ስራሕ ቦታ ወፃይ ኽዕርፍሉ ዝኽል ስም ቤተ ሰው ጥኣኪቡ ኽዕለሉ ድራርክ ወልዕሉ ዝኽል ቦታ ወዱ ከዓ መንበሪ መንበሪ ገዛ ኣይበሃል ሓሽት ታኽጐልፁ እዮ።

ካብቶም ሓደ ተፈለጥ ሰባት ንኽኸውን እንታይ ክገብር አለኒ፣ ብማኽሊተይ እንታይ ከሳኽዕ ኣለኒ፣ ንዓደይ ንሕዝበይ ከመይ ገይረ ክኸውን ይኽእል እዙይ ናይ ወትሩ ሓሳባተይ እዩ። ካልእ ታይ ትርጕም ኣለዎ ኣብ ዓለም።

ኣብ ሓትኽእልብ ወይ ማኅበራዊ ናብራኣ ካብቶም ዘድልዉ ወስንቲ ነገራት መሠረታዊ ልመዓታት እዮ ጽርግያ ናይማይ ጽሪ ኣቕርቦት መብራሃቲ ኣድና ካብዙይ ብዘኃለፈ እንታይ ክተቐርብ ትኽእል።

ቀደም ጋዜጣ ካብ ሓበሬት ኃሊፉ ደፍተር መሸፈኒ ንጐብሮ ኔርና እዙ ጊዜ ስለ ዝተለወጠ ኸዓ ከም ምንታይ ክንጥቆመሉ ንኽህል?

ባጃጅ ከም ውሕስና ሕይወት ካብተን ንሕማቅ ሓደጋ ዘቃልዓ ሓንቲ ተሽከርካርት ኮይና እየ ዝርዳኣ። ካብኣ ዝሓሸት ንምንታይ ዘይመሃዝ ምክንያቱ ንድሕንነት ደቂ ሰባት ፅብቕቲ ኣይትመስለንን ትኽክል ዶ ይኸዉን?

ኣብ ዓድና ካብቶም ህቦባት ደረፍቲ ሓደ ኪሮስ ዓለማይሁን ኳኡን ካብ ጐራዊተ ዓድና ኸዓ የማነባርያ ዝበሃል ናይ ሙዚቃ ተፈላጥ ወይ ድማ ህቡብ ድምጻውሎ ካብኣቶም እቲ ዝበለጸ መን ይኸዉን?

ኣብ መንጎቕ ማሓበረት ሰብ ወይዲ ማኅብረት ሰብ ናይ ጶሎቲካዊ ገንፂ ዘይምርዳ ይፍጠርእዩ ኣቲስሓሽ ምርድዳ ዋላኳ ተኾነ ወዲ ሰብግን ናብ ጐንፂ ዘዘንብል ንምንታይኮኑ ይኸውን

ጊዜ የምፅኦም ዝተፈላለዩ ቕድታት ናይ ፀጕሪ ኣሰራርኃ ወይድማ ኣለፃፅያ፣ ኣቀማምጣ ይሞፁ ኣለዉ። እዚኦም ከዓ ምስ በሃልና ምስቲ ናይ ባህላዊ ቅድናን ይኸይ ዶ?

ኣብ ኣውደኣመት ብዙሓት ዓይኑት ምግብታት ኣለዉ፡፡ ድሎት ፣ጥብሲ ፣ቀይሕ ፀብሒ ፣ጸብሒ ደርሆ እዮም፡፡ እዚኦም ከዓ ኣመና ዓቢይ ዝኽሪ ኣለዎም ተኣኪብካ ምስትበልዖም ከዓ ደስ ዝብል ናይ ሓድነትን ኲርዓት መንፈስን ከዓ ኣለዎም፡፡ ኣብ ካልእ ቦታ ኸምኡ ስሚዒት ይህሉ ዶ?

ኣብ መንጎ ሰባት ዘተፈላለየ ናይ ምሕደራ ርእቶም ዘህሉ ዝርኢቶ እዙግ ወይ ከዓ ክልሳሓ ሳብ ጐነጽ ክፈጥር ልሙድ ኮይኑኣሎ ዝሓሽ ርእቶ ሰብ ተበሎ እንታይ ይኸውን።

ባህልና እዝ ዝተማላኽዐን ዝጸበቐን ናይ ምምለኽዓት ጥበብ ኣለ ኣብ ሕንፃ ይኹን ኣብ ስነስኤል ይኹን እቲ ዝገርም ከዓ ኣብ ስነሰኤሊ ዓብዪ ጥበብ ኣሎ ካብዝሓሸ መልከ ይህሉ ዶ?

ካብቶም መለለይ ሓደ ዝኾነ ባንዴራ እዩ። እዝ ኸዓ ካብ ጨርቂ ምካን ሓሊፉ ብዙሕ መሥዋዕትናት ከም ዝተኸፍሎ እዩ ዝንገር። ባንዴራና ወልኳ ኻብይታትና ተቐበልናያ ንኹን ደኣ ምር ከም ሕቶ ተልዕለለይስ ናይ ትግራዋይነት መግለጺ ሓንቲ ዝኾነት ስልጣነ ሓወልት ኣኽሶም ዘይብላ እዩ። ይ ንምንታይ ግን?

ቢሮ፣ ደፍተር፣ ጥራዝ እዚኦም ብዙሓት ናይ ፅሕፈት መሣርሒ እዮም፡፡ ገሊኦም ከዓ መዘከሪ እንሕዘሎም መፅሐፍታት ኣለዉ፡፡ ካልይእ እንታ ይበሃል ሽሞም?

ካብ ኲለን ተሽከርከርቲ መኪና ኣመና እየ ዝብህግ። ካብኣ ዝበለጸ ግን ብሽክሌታ ምክንያቱ ብሽክሌታ ናብ ዝደለኻዮ መኪና ዘይትረጕጾ ቦታ ስለ እትወስደካ ካልእ ሰብ ግን ካልእ እዩ ዝብህግ ንምንታይ ይኸውን?

ንግድኻ ንኸዓቢ ወይ ድማ ጠለብ ተጠላብ ናወትከውን ዝገብር ሓደ ዓብ መሥርሕ ሎ ዝኸዓ መፋለጢ ምግባር እዩ ካብ ዝሓሸ እንታይ ሜላ ይየሉ።

ኣብጾም ዝዓቱ ምግቢ ኣመና ክባኽን ይረአክባኽን ይረአዩ ምሕንያቱ ዝበልዖ ሰብ ይስአን እሞ ይጐሓፍ ካብቶም እናይጾም መግቢታት ባህ ዝብለኒ ግን እንጣጢዕ እዩ ።ካልእታይባሂብሎ?

ቀደም ቅድሚ ናብ ኣስቋላ ምእታወይ ወይ ድማ ዘመናዊ ትምህርቲ መውሣደይ ናብ ናይ ቀሽ ትምህርቲ ኣምራሕኹ ኣብ ኸዓ ሓደ ኣይነስውር መምህር ነበረ ስሙ ኸዓ የነታ ይበሃል። እዙይ መዓሪጉ እዩ ካል እታ ይበሃል ስሙ?

መሬት እተበካ ፍርያት ዓብዪ እዩ ዝ ሕርሻ ኾዉን ብሕርሻ ምስቲ እክወ እዩ ግብርና ናይ ዓድናን ናይካልአግን ምዕባሉ ብምንታይምዘን

ብዙሓት ሃይማኖታት ኣለዉ፡፡ እዞም ሃይማኖታት እዚኦም ከኣ ነናይባዕሎም ምልክታት ኣለዎም፡፡ መስቀል እቲ ክርስቶስ እተሰቐለሉ ምልክት ምዃን እዩ፡፡ ወርሐን ኾኸብን ኣብ ሙስልም እንታይ ክሕብሩ ይኽእሉ?

ካባብና ኣግራብ ኣትክልትን እንድኅርዳ መሊእናዮ ንኻ ብ ጥራሕ ዘይኮነስን ንዓለም ሙሊእና ምሕግሥ ተፈጥሮ ኸዓ ባሂልዋ ማይ መሃበትና ጽላል ከዓ ምኾነና ዝርዲ እቲ እዙይ ኣብ ዘመንእዙ እምታይ ክሽርሸር ክኢሉ?

ሞባይል ተለብዝን፣ ሙዚቃ መጕልኂ እዚኦም ምስ ተፈላለዩ ውፂታት ናይ ዘምን ዘቕረቦ እዮም ።እዚኦም ከዓ ኣዝኦም ጽቡዓት ድዮም?

ኣብሕይወት እቲ ዓብዪ ጸጋ ተፎጥሮ እዩ ተፎጥሮ ዝሃበና ከባብ እንድኅሪደኣ ተ ዘይ ተበባሃላሽ ወይምተ ዘይተበኪሉ ንኣና ጠቓሚእዩ ንኽን ከናኾኖ እንታይክንገብርከ ኣለና

ዕረ ካብቶም ባህላዊ መማላኽዒ ሓደ እዩ ምኽንያቱ እንድሕር ደኣ ተቀቢእናዮ ገፅና ተለምጢጥናዮ ወዝ ክህልዎ ይገብር ንጨጉርና ውን ብጣዕሚ ፅቡቕ ኣብ ብዙሓት ፋብሪካታት ክስራሕ ይሪ ዝሓሸ ተኽሊ ታይ ይህሊ?

ታኒካ ካብ ዳ ዕሹግ ምኅርታት ሓደ መዐሸጊ ጸኒሑ ካልእ ክንግልገለሉ ኸዓ መስተይን፣ መስፈርን እዩ። ውለድና ኣብ ዕዳጋ ኸዓ እዙይ ኸም ሓደ መሳርሐም እዮም ዝጥቆሙሉ ካልእ ቦታ እንታይ ይግልገልሉ?

ሰብ ትስልጡና ዘለዉ ሓደ ነገር ሃባህላዊ ነገራት ቃልሲ እዩ ወይ ድማ ሰብ ከመይ ገርካ ተውድቖ ወይከ ኸመይጌርካ ዓስኻት ከልኸል እዩ ዝሓሽ ጥበብንታይክበሃል።

ካብ ከተማ ዉፅእ ኢልካ ኣብ ትገብሮ መንቀ ስቓት ንዓይ ካብቶም ሓደ መዛናግዒ ቦታታት ኮይኑ ዩ ዝስምዐኒ፡፡ ጽምዋ ኣለዎ፣ ደስ ዝብል ናይ ኣዕዋፍ ድምፂ ኣለዎ፡፡ ካልእ ኸዓ ዋሓዚ ሩባታት ክሪኢ ኸልኹ ደስ ይብለኒ፡፡ ካብዚ ንላዕሊ ታይ መዛናግዒ ይህሉ?

ሰብ ንክፍሳህ ወይ ከዓ ንኽዝናነ ናይ ግድን ቦታ ክመርጽ ኣለዎ፡፡ እቲ ዝሓሸ ቦታ ኸዓ ተፈጥራዊ ቦታታት ተዝኸዉን ይምረፅ፡፡ ንጥዕና ኸዓ ኣመና ልዑል ጥቕኪ ኸምዘለዎ ይግለፅ፡፡ ካልእ እንታይ ይኸዉን?

ኣብ ብዙሓት ሰባት መንጎ ርክብ ምስዝህሉ እዚ ጥንኩር ርክብ ናይ ውሉድን ወላድን ጥምረት ስድራ ይብሃል፡፡ እዚኦም ኣብ ብዙሕ ሰባት ከምዙ ኢሉ ናተዋለዱ ምስዝኸዱ ኸዓ ኸም ማሐበረ ሰብ ይቖሙ፡፡ ካልእ መግለፂ እንታይ ክህልዎ ይኽእል?

ኣብ ብሃላዊ ናይ ቀደም ገዛዊ ተሓደ ናይ ግድን ዘርከቡ ኣቝሕቡ ሓደ ዕድሮ ወይከዓ ገንኢ ጀበና ሠራሕቲ ሸኽላታትጻሕሊ እዮም ሎሚግን ብምንታይ ተተኪኦም።

ዓድና ብዙሕ መስተንክራትን ቂያን ካብ ምሕላፋ ዝተለዓለ ተፈጥራዊ ቅያሮታት ኣለዋ። እዚ ኸዓ ታሪኽ ኣብ ተፈጥሮ ኣብቲ ተፈጥራዊ ኣቃማምጣ ሞቅይያራት ይፍፅም ክፀንሕ ዝኽእል ቦታ ይሁሉ'ዶ?

መልከዕ ወይ ድማ ወጅኂ ናይ ሓደ ሰብ ንኽጽበቕ መጋየ ጽክሕዎሶ ናይ ግድን እዩ ኮሚዩ ኣደታትና ካብ ወርቂ ኽትጫ ዝጥቀመ እዝኸዓ መልከዕ ይወስኽ ካሊ እንታይይኸውን?

ኣብ ጎራብትና ዝተፈላለዩ ሰዓብቲ ሃይማኖት ኣለዉ፡፡ እዚ ኸዓ ወላ ሓንቲ ኣብ ልቦናና ምፍልላይ ከየሕደርና ተሳኒና ኢና ንነብር ነበርና ሃይማኖት ዋና መሠረቱ ሰብ ንኽፋቐር እዩ፡፡ ካልእ እንታይ ክኸውን ይኽእል?

ሽዳ ካብቶም ፍሉጣት ሳእኒ ትግራይ እዩ፡፡ እዝ ሰእዚ እዚ ኸዓ ብዙሕ ታሪኽ ኣለዎ፡፡ ኣብ ገድሊ ትግራይ ከዓ ዓብዪ ቦታ ይወሃቦ እዩ፡፡ ካልእ ትርጉም እንታይ ከልህልዎ ይኽእል ኣብ ካልእ ቦታ?

ሰብ ንኽትዓዳደግ ዋና ነገር ተዝህሉ ቦታ እዩ። እዚ ኻዓ ዕዳጋ እዩ፣ ናይ ዕዳጋ ቦታ መእኸል እዩ፣ ኣብ ዓድና ብዙሕ ናይ ዕዳጋ ማእኸል ኣሎ። ዕዳጋ ሓሙስ፣ ዕዳጋ ቐዳም ተባሂሉ ይፍለጥ። ታይ እዩ ግን ስም ኩምኡ ወፂዎ ብምንታይ ምክንያት እዩ?

ዝተፋልለዩ ሃይማኖት ኣለዉ እዝ ኸዓ ሓደ ዝገብሮም ሓደ ፈጣር ኣለና ዝብል ሓሳብ እዩ ብዙኅ ሰብ እስማዕ ሙዕሊ እዩ እቲ ኣፈላላይ ኣብ ኣምሉኾን ናይ ፈጣሪ መንነት ፈጣሪኦም እዩ። ምምንታይ ከም ዝኸቡን ክኢሉ?

ኣንጭዋስ እንስሳ ዘቤት ድያስ ዋላስ እንስሳ በረኻ? ኣንጭዋ ዒመር ተባሂላ ውን ትፅዋዕ ውን ሓንቲ ንእሸትለይ ኣላ፡፡ ኣብ ክልቲኡ ድያ ተነብርስ ዋላ ኣብ ገዛ ፣ኣብ ምዳበ እንታይ ትግለፅ ሕቶ ኣለኒ መን ክምልሰለይ ይኽእል?

ሃይማኖት ክርስትና ንነዊሕ ከም ዝገበረ እዩ ዝግለጽ፡፡ እስልምና ኸዓ ኻብኡ ስዒቡ መፂኡ፡፡ ሃይማኖት እስልምናን ክርስትናን ብዙሕ ነገር ዘራኽብ ኣለዎም፡፡ ኢየሱስ ኣብቲ ሓደ ጐይታ ይበሃል፡፡ ኣብቲሓደ ኸዓ ኸም ነቢይ ይቝፀር፡፡ ኣብ ካሊእ ቦታ ታይ ይቝፀር?

ኣ ቤት ምግን መስተን በህላዊት ተሕስተታት ወይምበህላዊ ምግብታት ክህሉ ናይግድን እዩ ምኽንያቱ ሓበራዊ ናብራና ዝገልጽ እናይግድን ክህሉ ይግባል ዝሓሸቦታ ኣበይክኸዉን ይኽህል።

ገዛና እንዳስራሕ ኣለዎ፡፡ ካብኡ ሓሊፉ ኸዓ መንበሪ ገዛውን ኣለና፡፡ ኣነ ኣፍቲ እንዳስራሕ ሕግዝ ኣምሴ ናብ ገዛና ወይ ድማ ናብ መንበሪ ገዛና ይምለስ፡፡ ሓደ ሰብ ናይ ግድን ክልተ ቦታ ክህልዎ የድልዮ ዶ?

ኣብ ካባቤና ኲሕሊ ካብ ሩባ ደንደስ ሩባ እዩ ዝእክብ፡፡ እዚ ኸዓ ንዝተወልደ ሓድሽ ህፃን ንዓይኑ ፅቡቕ ተባሂሉ ስለዝሕሰብ ይልምጠጥ ወይከዓ ይኳሓል፡፡ ኣብ ካልእ ቦታ ከምዙይ ይግበር ዶ?

ኣብ ዓድና እቲ ልምድ ባህሊ ሓደ ናይ መርዓ ጓይላ እዩ። ኣብዙይ ጓይላ እዝ ኸዓ ዝተፈላለየ ናይ ስእስዒት ጥበቢ ይርአ። ኲዳ ዝበሃል እዝ ኸዓ ንቅድሚትን ድኅሪት ኢካ ትምለስ ምኽንያቱ ግን ንምታይኹም ዝኾነ ኣይርድኣን ታይኸውን?

ሰነ ዒስራን ሓደን ጥዑም ብስራት ንትግራይ ሒዛ መፀት። አዚ ኸ ኣብ ኣቶም እቲ ፍናን ዘለዎ ሓብን ተሰምዐና ከም ትግራዋይነተይ ዕለቲ እዩ። ጓል ሓወዩ እውን ሽዑ ተወልደት፣ እዚ ዜና እዚ ኻዓ ባሕ ዝብል ዜና እዩ ኣይርስዖን ካዓ ካሊ እንታይ ተዘክሩ ይህልዎ።

ካብቶም ህቡባት ኣዚዮምካ ብሰብ ኣፍሉጦ ዘለዎም በዓል ኣብርሃም ኣፈርቂ ነቲ ግርኛ ዓብዪ ኣስተዋፅኦ ዝገበረ እዩ ኲሉ ደርፍታቱኻዓ ተቐባል እንተለዎ ምስ የማነባርያ መን ይበለ ፂኸዉን?

ናይ ቀደም ሬድዮ ብጣሚ ዘገድርም ተጸክረታት ኣለኒ ምኽንያቱ ኣቦይ ካስሴት ኣምፂዩ ባህላዊ ዋጣ ደርፊ የወልዕ እሞ ምስታ ማንታ ሓፍተይ ኽንስዕስዕ ይገብረና ነበረ ካል እንታይ ተዘክሮ ኣለዎ ምስ ናይ ቀደም ንብረት።

መውዙኃቲ ጊዜ ካብ ሓንቲ ምንፂ ጕዙኅ ይበሃል እዩ ናእብነት ሽሮ ካልእስም ኣለዋ እንድሕርዳ ኣብ ጥዓሚ ኣመና ሕፍስ ኢላርጉድ ተይላ ተጋሚኖ ትበሃል ተጋሚኑኻ እዙይ ጥዑሙ ካልእታኣይበሃል ይኸዉን።

ሓዳር ንምግባር ኣብ ገዛ ኣቝኁ ተቐምጥ ኣለካ ከምኡውን ሓደ ትካል ንኽትሠርሐሉ ናይ ትካልካ ወይም ናይ ብረኻ ኣቝሒዱልኻ ኣበይ ክገዝ እኽእል።

ኣብ ሕርሻ መሳርሒ ሓደ መስአ ይበሃል እዝይ መስአ እዝ ኸዓ ካብቲ እኽልን እ ቲ ጕርድን መፍለይ እዩ ናብ ንፋስ ብኡ ትዘርእዎሞ ተበቁፁ ይፍለ ካልእ መሳርሕታት እንታይ ይኾኑ?

ሓደ ሰብ ካብቶም መፅለሊ ገዛ ኣለዎ ኳብ ዝተፈልየ ድማ ናይስራሕ ቦታ ኣለዉ ኣብዚ ናይ ስራሕ ቦታ ስርሑ ጥራሕ ክዓምም ጥራሕ ዝኽለሉ ቦታይ ቲመንበር ገዛግን ምስ ስድራ ወይም በይኑ ከሕልፈሉ ዝክእል ጊዜ እዩ።

ካብ ባህላዊ መመላኽዒ ሓደ ጥሽ ይበሃል ጥሽ ቖርበትና ወዝን ምቆትን ሓልዩ ንክፀንሕ ንኽምዕርግን ይገብር በዚ ካብ ዘመን ዝሓሸ ጥሽ ዶኸዉን ዋላስ ካልእ?

እቲ ደስ ዝብል ሓድሽ ጊዜኣዊ ቕዲ ምኽዳን ዋላእኳ ተኾነ ሕፅር ዝበለ ኣከዳድና ኣብ ደቃንስትዮ ክዝውተር ከሎግን ምስ በሃልና ምጕጫዊ ምቅርኅንቲ ምፍጣሩ ተሎሚዱ እዩ። ንምንታይግን?

ጥበብ ምስዝደጋገም ብዝተፋላለየ ቦታ ክውረስ ይኽእል እዩ፡፡ ካብ ትውልዲ ናብ ትውልዲ እዚ ኸዓ ዓብዪ ፀጋ ዉን ኣለዎ፡፡ ብባህሊ ዉን ክጸንሕ ይኽእል፡፡

ህቡባት ሰባት ኣለዉ ብስነ ጥበብ ኣዚኦም ብዝበጽሑ ካብኣቶም ናየማኖ ባርያ ደርፊ ብጥዓም እየ ዝፈቱ ምስኪሮስ ዓለም ኣዮኅካ ብጥዓም እየምዝጐርሙኒ ካብኣቶም መን ይበልጽ?

ብባህሪኡ ወዲ ሰብ ኲሉ ተመጋቡቢምዃኑ እዙይ ዝገርም እዩ፡፡ ኣሕምልትን ፍራምረን ዕድመን ንምንዋሕን ሕማም ንምክልኻልን ኣዙዩ ስሉጥ ተቐባልነትን ዕማም ውን ኣለዎ፡፡ ንምንታይ ሥጋ ካብ ኣትክልቲ ይመርፅ ግን ኣብዝሓ?

ከም ሓበሻ ወይ ኸዓ ኸምተጋሩ ኽነማልኦ ዘለና መሠረታዊ ግልጋሎታት ሓደ ዓበይቲ በይቲ ኣረጋውያን ከመይጌርና ክንዓሌም ክንከነከኖንምን ንሕናውን ምእራግና ስለ ዘይተርፍ ሓንቲዓዲ ዜግኣ ኽተኸብር ናይ ግድን። ንምንታይ ግንከምን ዘይግበር?

ኲናት ዓድዋ ናይ ግደን ኣብ ተ ፈጥሮ ዓብዪ ፅልዋ ጌይሩ እዩ፡፡ ምኽንያቱ እቶም ዝዓርፉ ወታደራት ነቲ ኣግራባት ናይ ዓድና ቖራሪፆም ንሓዊ ስለ ዝተጠቐምሉ ብርሰት ተኽል ገጢሙና ከምኡ ግን ክግበር ኔይሩዎ ዶ?

እንሳ በርኻት ካብ እንሳ ዘቤየት ዝፈልዮም ነገር ተዝህሉ ዘይምሉ ዘይምልማዶም እዩ ።ካብኡ ሓሊፉ ርኢ ዝኾነ ናይ ሓዳናይን ተህዳንን ርክብ ንዝህልዎም እዩ። ንንንታይ ግን ከምኡኸውን ክኢሉ?

ኣብ ገዛና ዘይትረስዐና ኣቅሓ ሓንቲ ዕትሮ አያ። እዛ ዕትሮ ኸኣ ብባህርእያ ነቲ ማይክ ክዝህል ትጐብሮ ነበረት። ጸሚእና ኽንሰቲ ኸለና ኸዓ ንረውን ንዓግብን ነበርና ካሊእ እንታይ ተዘክሮ ኣለዎ ምስ ናይ ገዛ ኣቐሑ?

ንግድ ሓሲበ እንታይ ኽገብር ኣለኒ እዝ ንግዲዚ መፋለጥ እተዝገብረሉስ ብዙሕ ሰብ ጠለብ መወሰኸዶ? ኣነኸ ምኸሰብኩዶ ወላስ መኸሰርኩም?

ኣብዛዙ ሰዓት ዘለናዮ ጊዜ መውዙኃቲኡ ተምሃራይ ናይ ትምህርቲ ባህጊ የብሉን በዝኾነታት ስለ ዝተዳህለ ኸዓ እይመስለኒ ንኽፈቱ ትመህርቲ ግን እንታይ ምትብባዓታት እንታይ ኔላታት ክግበር ኣለዎ።

ኣብ ዓዳግን ሽያጥን ዘሎ ርክብ እንታይ ክኸውን ኣለዎ? ተመን ከ ኽግበሮ ኣለዎ ዶ የብሉን? ምኽንያቱ ሕጅ ናይ ዋጋ ምውሳኽ ስለ ዝረአ ዘሎ፣

ሓድሽቲ ናይ ንግዲ ጠለባትን ኣቕርበትን ክርአይ ንቡር እዩ ዝኸዓ ደትወሳኒ ዝጠለብቲገብረሉ ቦታ እይ ዚእም ከዓ ካብ ዕዳጋፍል ዝበለይ ዝሓሸ ቦታ ይ ህሉ ዶ።

እታ ኻብ ትግርኛ ኣዚየ ዝፈትዋ መጽሓፍ ሕጅኸ ናበይ ትበሃል ናይ ኣርኣያ ወርቅነሕ ኢያኸዓ ደስ ዝብል ናይ ታሪኽ ዋሕእዚ ኣለዋ ካል ኣይ ክፋ ኣሎ ትበለጽ ቀዳማ ኣይክፋል

ኣብ ዓድና እቲ ፍሉጥ ናይ መስኖ ቦታት ዘህሉ ተከዘ እዝ ኸዓ ብበነና መንጎ ብዙኅ ፍራ ምረታትእንኣትክልታትን ዝመዓረገ ቦታ እዩ ብግብርና እንተ ዝምኅደር ጽቡቕ ዉፀትመምጸ ወዶ?

ንስራሕኻ ክብርክተልካ ምእንቲ ወይ ድማ ፅቡቕ ኣታው ንኽትረክብ ስራሕኻ እንታይ ከምትሠርሕ እቶም ምህርታት ታይ ምዃኖም መላለይ ኽትገብር ኣለካ፡፡ እዚ ኸዓ ጽቡቕ ናይ ንግዲ ምእላይ እዩ ካልእ ታይ ይኸዉን?

እቲ ዝበለፀ ሥራሕ ኣብ ሕጂ ሰዓት እንታይ ክኸውን ይኽእል ?ምኽንያቱ መንእሰይ ሥራሕ ዘይኑ እዩ ዝስደድ ዘሎ ዋላስ ኲነታት ንሥራሕ ስለ ዘይረኽበ እዩ ነዙ ዓብ ሕርቶ እንኮሎ ዝምልስ ግን የለን። ንምንታይ ከም ዝኾይኑ?

ካብ ባህላዊ ስፖርታት ሓደ ኣካላዊ ምንቅሰቓሳት ሓደ ቕልስ እዩ። እዚ ቕልስ እዝ ኸዓ ነቲ ሰብ ብዝተስተኻዓለካ ጥበብ ምውዳቕ እዩ። እዝ ኸዓ ዓርስኻ ምክልኻልን ምጥቃዕን ጥበብ ምዃኑ እዩ ኣብ ኳልእ ቦት ይፍለጥ ዶ?

ኃወይ ብምሕንድስና እይተማሂሩ ዓብዪ ናይ ትምህርቱ ውፂአት ምሰ ምጽአ ኸዓ ናውካልእ ዓዲ ዊድማ ናፍ ስደት ተሰዲዱ ዝኻኣርእዩ ዝኾነ ናይ ኪነ ሕንፃ ጥኦብ ካብ ዘለወን ሓንቲ ኣብ ጣልያን ከህደ ካልእ ቦታኽ ምነመረጸ ዶነሕሾ?

ሕርመት ወይ ከዓ ውቂዒት ከበሮ ኣብ ዝተፈላለ ዓዲ ጓይላና ሓደ እንከሎ ይፈላለ እዩ። ኣብ ዓድና ቐስ ዝበለ እኳ እንተኾነ ኣብ ካሊእ ካባብ ዓዲግራት ግን ቕልጥፍ ቅልጥፍ ይብል እዩ። ሓደ ዓይነት መሣርሕ ሙዚቃ ዝተፈላለየ ህርመት ንምንታይ ክህልዎ ኢሉ?

አብ ቤት ምግብ ብኣብዝሓ ኣብ ዝተፈለየ ወቕ ት ኽትረኽ ዘይትኸል ምግብ ብህላዊ ምግብ ኅልበት እዩ ንምንታይ ግን ኣብ ኲሉ ወቕቱ ክርከብ ዘይከኣለ ጠለቡ ስለ ዝውሕድ ዶ ይኸውን?

ዓርኣጥ ፍርናሽ ወይከዓ ሰፍነግ ወንበር መስተይ መቕድኂ ወሰንቲ እዮም ኣብ ገዛ ኣቕሑ ከዓ ይምድዉ ካልእ ዝሓሸ ኣቕሓ እንታይክመላ ኣለዎ።

ትማል ሙሸት ምስ ተኽ ትንፋሰይ ኣርከ ዝኾነ እናምሰኹ ደስ ዝብል ምግቢ በልዓኹ እቲ ቤት ምልዒ ወ ድማ እንዳምግቢ ባሕዝብል ሙዚቃ ኸዓ ነበሮም ብናውን ነበሮ ካልእ ጽብወታ ኣየነእዩ?

ቀደም ፈረስ እታ ዓብይ ዛንታ ዘለዋ ካብ መጓዓዚት ሓንቲ እያ። ኣብ ብህላዊ መጋዓዚት ሓንቲ እንተኮነት እኳ ዋላ ተኾነት እኳ ሕዚ እዉን ከም ዋና ናይ ጅግንነት ናይ ዓድዋ ናይ ጦርነት ቦታ መሣለጢት ምንበራ ይዝከር ሕጂ ግን ንምንታይ ተቐይረ?

መውዙኃቲኡ ዓድታት ኪነሕንፅኦም ባህሎም ዝውክል እዩ ናይ ኃትና ግን ኣመና ናይ ምንዳይ ዓድኸም ዘወረስናዮ ኣይረዳእንን ባህልና ተዘውክል ተዝገልጽ ግን መሓሸዶ?

ኣብ ዕዳጋ እቲ ሓደ ብዙሕ ነገር እትርእዮ እቲ ሓደ ክገዝእ፣ እቲ ሓደ ኽሸይጥ፣ እቲ ሓደ ኽዕድግ ፣እቲ ሓደ ኸኣ ኽልጥ ኢኻ ትሪኢ፡፡ እዙይ ሓሳብ አዚ ግን መን ሚሂዝዎ ይኸዉን? ንዓይ ብጣዕሚ እዩ ዘሐስበኒ ንኻልእ ሰብ ይሕስቦ ዶ?

ወለድና ዝተፈላለዩ ክዳን ወይም ዓለባ ይጥቆሙ ነይሮም። ካብኣቶም ካብ እንሳት ጸጕሪ ከም ፋኖ ወይምባኖ ተባሂሉ ናይ ኣንበሳይ ጽዋዕ ካሊ እንታይ ይበሃል?

ባህላዊ ሕክምና ዓርሱ ዝኽኣለ ናይ ቐደም ጥንታዊ ጥበብ እዩ። እዚ ጥበብ እዙይ ካብ ምርሳዕናት ዝተለዓለ ኸዓ ኣብ ካልኦት ናይ መድኃኒት ጐናዊ ጸገም ናይ ንግድ መሳለጢ ኾይንና ተሪፍና ኣለና። ባህላዊ ሕክምና ናብ ብሳይንስ ዓይኒ እንተነርዮ ታይ ምጠቐመ?

ወዲ ሰብ ንኽነብር ምግቢ ወሳኒ እዩ፡፡ ካብኡ ሓሊፉ ግን ወዲ ሰብ ምግቢ ኸማርፅ ኮሎ ኣመና እዩ ዝገርመኒ፡፡ ንጠዓሚ ድዩ ዋላስ ንኽነብር እዩ ዝነብር? ዝብል ሕቶ ኸዓ ኣለኒ ታይ ይመስሎም ካልኦት?

ካባቢና ሃሩር ካብ ምካኑ ዝተልዕለ ንምንባር ናይ ግድን ተኽል የድል እዮ። እዚ ኸዓ ባዕልና ተፈጥሮን ድሕሪ ድኣ ተዘይሓብሒብናዮ ንኽፉእ ኸጋጥመና ይኽእል ዶ ይኸውን?

ብዙኅ ሰብ ግጓነጸሉ ወይም ምስ ምዕማዕ ዘይኽእለሉ ናይ ሓሳብ ምፍልላይ ተዝህሉ ኣብ ነናይ ባዕለኻ ናይ ጶሎቲካ ኣረደደኣእዩ ንምንታይኸዉን::

ኣነ መልካዐ ክስሕብ እንድኅር ደ ኣደለየ ናይ ግድን ምስ ሕልናይን ምስ ባህለይ ዝኸይድ መጋየ ጸ ኸጠቀም ኣለኒ ድርጉም ኸዓ ዘለዉ ናብነት ማዕተብ ብብሪ ብመስቀል ተዝመልስ ባህ እንብለኒ ካልእ እንታይ ባህ ይብሎ?

ኣብ መሕረስ ዘለዉ መሳርሕ ወይ ከዓ መሳርዕ እተባሂሎም ይፅውዑ፡፡ ነዊት፣ ዕርፊ ፣ማሕረሻ ፣ኣርዑት እዚኦም ብግብርና ዓድና ክንደየናይ ቦታ ይህልዎም?

እንካል ኣካላዊ ምንቂ ሥቓሳት ንጠና ዝበለፁ እዮም ኣብ ባህልና ኸዓ ቕልስ ከም ሓደ ኣካላዊ ምንክሥኻስ ይወጸር ንጠና ይጠቅምድኸዉን።

ካብ ባህላዊ ምግብታት ሓደ ሕስዮ ዝበሃል ኣሎ ኣብ ሕርሻ ወቕቲ ኣብ ዓውዲ ወቕቲ አዩ ዝሥራሕ፡፡ ሃንዛ ኻዓ ዝበሃለ ሎ ዳርጋ ተደግመ እንጀራ በልዎ እዚኦም እዝኦም ደስ ዝብሉ እዮም፡፡ ኣብ ካሊእ ዓድታት ታይ ይበሃል ስሞም?

ካብቶም መጐዓዓዚ ሓንቲ ኣውቶቡስ እያ፡፡ ኣውቶቡስ ከዓ ኣመና እያ ትፍለጥ፡፡ ካልእ ድማኒ ባቡር- ባቡር ከዓ ሰልዲ እንተሃልይኩም ክንማልኣኩም ባጕም ባጕም ትብል ደርፊ ኣላ፡፡ እዚኣ ዝዝክራ ሰብ ይህሉ ዶ?

ካብ ባህላዊ መስተ ዓድና ሓደ ኣጢዕ ዝፈቶ ብ ኹናማ ብሔር ዝሥራሕ ዳጋ እዩ ዝኻ እዚ ጥዑሚ ኣልከላዊ መስተ ትሕስትእ እኳ ኣይኮነን ብዙኅ ግን ብጥዓሚ እዩ ጽቡእ ካልእ ታይደሲ ይብሎ::

ሰላጣን ቆስጣን ኣመና እዮም ዝፈላለዩ፡፡ ሎሚ ዝበስል ሰላጣ ወላ ኣብ ብልዒ ዝቐርብ ሰላጣ ግን ብማዳባርያ ተሓጊዙ ስለ ዝበቁል ኣብዘይሰዓቱ እዩ ዝበቁለ ኾይኑ ዩ ይስምዓኒ፡፡ ጎናዊ ሳዕቤን ክህልዎ ኸ ይኽእል ዶ?

ኣብ ከባቢና መሰረታዊ ግልጋሎት ብፍሉጥ ዋላ እንተዘይሃለወ መንግሥታዊ ግልጋሎታት ግን ኣለዉ እዮም። እዝ መንግሥቲዊ ግልጋሎታት ከዓ ብዓቅሞም ዋላኳ ተገበሩ እኹል እዩ ዝብል ርዲት ግን የብለይን። ከመሓይሹ እንታይ ክንብሎም ኣለና?

ትግራይ ዓደይ ብዙኅ ፈተና ጐኒፉ ኣሎ እዝ ኸዓ ምኽንያቱ ዜገታታ ናብ ኳልእ ብምኾንያት ስደትን ሥራሕ ስእነትን ስለ ዝኸዱ ዘለዊ ኣነውን ንዓለይ ይሕስበኒ ካልእ መንእሰይ ከም ዝኸማይ ይሕስበ ዶኸውን?

ምልክት መፍለይ ወይከዓ መለለይ እዩ እዙ ኸዓ ኣብቲ ግራዋይ እቲ ወና መለለዩ ሓደ ባንዴራ እዩ እዛ ባንዴራ ኸዓ ብጫን ቀይሕን ክኸብን ዝወከለት እያ ትርጕማ ንታይ ይኸውን?

ካብ ጓይላ ሙዚቃ ሓሊፉ ልስልስ ዝበሉ ሙዚቃ ክንረጋጋእ ይገብሩና፡፡ እዚ ኸዓ ብዙሕ ሰብ ኣየዘውትሮን ንምንታይ ግን ካብ ልስልስ ዝበለ ሙዚቃ ሓሊፉ ጓይላ ዝፈቱ ሰብ?

ስድራቤትን ሕብረተሰብን መሰረት ህይወት ሰብ እዮም። ስድራቤት ፍቕሪ፣ ክብርን ሓላፍነትን ዝመሃር ቀዳማይ ቦታ እያ። ሕብረተሰብ ሰባት ብሓባር ክነብሩን ክረዳዳኡን ይገብር።

ዝተፋላለዩ መሳርሕታት ኣለዉ፡፡ ኣብ ስርዓተ ሕርሻ፣ ዞም መሳርሒ ኸዓ ኣርዑት፣ ነዊት፣ ዕርፊ ፣ማሕረሻ እዮም፡፡ ካልእ ታይ ይባሃል ይኸውን?

ኣብ ባህሊ ዝተፈላለዩ ጥበባት ኣለዉ ንኣብነት ኣበከዳድና ድረአዩ ስእልታት ሓደ ጥበብ እዩ ጥበብን በሃልን ኣፈላላይ ይህልዎምዶ

ሓደ ሰብ ሕማም ናይ ምክለኻል ዓቕሙ ንኸጐልብት ክምገቦም ዘለዉ ምግብታት ሓደ ዝኾኑ ኣትክልትን ኣሕምልትን እዩ። መዓዝ ወቕቲ ተዘብልዕ ግን ኣመና ይ ምረጽ?

ብብህሪኡ ወዲ ሰብ ግዛኣቱ፣ መሬቱ ንኽከላኸል ክሓብር ኣለዎ፡፡ እዙ ናይ ሓደ ናይዋንነት ዓዲ፣ ናይ ዋንነት ዘርኢ ፣ንምሕባር ከዓ ፖሎቲካ ዝበሃል ሓሳብ ኣሎ፡፡ ንምንታይ ግን ወዲ ሰብ ብብህሪኡ ኸምዚ ኾይኑ?

እጽዋት ዝተፋላለዩ ዓርሰም ዝኸኣሉ ኣበርክቶ ኸምተ ኸምዘለዎም ኮይኑ ኣቐኖም ድኅዳት እዘይፈሊጥገን ጕድኣትውን ከስዕ ቡልና ይኽዕሉ እየም ብሳይንስ ይድገፉ ደኸ

ወጋሕታ ወጋሕታ ኲሉጊዜት ዝምር ሓንቲ ዑፍ ኣላ እዝ ኸዓ ናይ ሓድሽ መዓልቲ ዜይና ኾይኑ ይ ድስም መዓኒ ካልእ ሰብ እንታይ ይስምዖ ከመከ ይትርግሞ ብዙሕኳ ተ ዘይበልኩ ኣነግን ደስ ይብለኒ ንምንታይኮን ይኾን?

ሰብ ብወለንቱ ወይ ከዓ ብፍዓዱ ኽብሓደ ቦታ ናብ ካል ቦታ ይፈልስ እዝ ፍልሰት እዙይ ብተሎምዶ ስደት ይበሃል እንድኅሪ ደኣ ናው ዓዱ ዝምለሰሉ ርዩ ጎምን ዩ ዝምለሰሉ ተኾይኑ ኸዓ ጕዕዞ ይበሃል ካልእ መግለጽ ዝሓሸፈሉ ኣይፈልሎ

ኣብ ዓድና መልከዕና ወዝናን ንኸይበርስ በህላዊ ጸጋታት ኣለውና ካብዚኣቶም ነተሓደ ዕረ እዩ ዕረ ኸዓ ኣብ ካልኦት ወፃኢ ዓድታት ይቕመም ኣብ ዓድናን እንታይ ዘይቕመን?

ወለድና ካብዝገርመኒ ዝሠርሕዎ ነገር ብኺነ ሕንፃ ዝዓኽንደየ ናይ ምእላት ምዃኖሚ ናብነት ሓወልቲ ኣክሱም ሕጅ በዝ ሕጅ ሰዓት ከም ዝጌርካ ካብሓደ እምኒ ፍል ፊልካ መውጻኢካ ኣሎ።

ምስ ካልኦት ሕዝብታት ምፍላጥን ምክብባርን ባህላቶም ተረዲኢኻ ባህልኻ ጽቡቕጎኑን ሕማእጎኑን ምልላይን ካብ ሓደ ጠምታት ስደትውን እዮም ።ብኽፉ እዩ ዋላስሙተት ተጸወዐ ጽቡቕጎኑ ከዓ ክኸቡን ይፈኦል ዶዙይ

ኣብ መንጎ ሰባቱወይ ድማ ማኅበረ ሰብ ማሓበራዉን ኣብ ርአን ክሳለጥ ናይ ጠለብን ናይ ቕረወትን በሎዋጥ ኣይግድን ክህሉ ኣለዎ ዝኸዓ እድጊት ይበሃል ተስሓሸ ንግዲ ኣብ ዝኅጅ ሰዓት እንታይክኸዉን ይኸል

እፅዋት እቶም ኣገደስቲ ናይ መድሓኒት ቅመማ ከም ምዃኖም ሓሊፉ መመላኽዒ ውን ኣለዉ እዮም፡፡ ሶስላ ዝባሃል ከም መመላኽዒ እዩ፡፡ እዚ ኸዓ ቐለም ኣብ ቖርቦት ብምትራፍ እግርን ኢድን የመላኽዕ፡፡ ኣብ ካሊእ ቦታ ይፈለጥ ዶ?

ንግድኻ ዝጀመርካዮ ሥራሕ ከዓ ኣዝዩ ጠለብ ንኽትረክብ መፋለጢ ክትገብሩሉ ኣለካ። ብዝተፈላለዩ መንገዲ ብማኅበራዊ ሚድያ ወይ ኣብ መንገድ ብምልጣፍ ካብኡ ዝሓሸ ይህሉ ዶ?

ሰብ ንኽበለ ናይ ገድን ርሒፁ ከምፅ ኣለዎ ይብል መጽሓፍ ሥራሕ ግን ሰብ ሠራሕ ደይኸውን ወላስ ተፉጥራዊ እዩ።

ኣብ ዓድና እቲ ዝዓበየ ናይ ሥራሕ ጥወብተ ዘህሉ ሕርሻ እዩ እዝ ኅርሻ እዙይ ብዘሜናዊ መልቁዑ እንተ ዝተሓዝ ዓቢዪ ኣቕሩቦት ክህሉ ይኽእል ዝኸዓ ግብርና ዓብ ስተዋፅ ኽገብር ይኽእል ካብ ዝሓሽ ኣየን ሞያኽ ክሕግዘና ይኽእል።

ብባህርየይ መጽሓፍ ምንባብ ብጣዕሚ ባህ ካብ ዝብሎም ሓደ ሰበ እየ፡፡ ምኽንያቱ ካልእ ሰብ ዝተፈልየ ሓሳብ ኣብ ኣእምርኡ ዝረአዮ ወይም ዘስተውዕሎ ካብ ዓለም ንዓይ ብጥዑም ቃላት ኣብ ፅቡቑ ስለ ዝነግረኒእዩ፡፡ ካልእ አንታይ ደስ ይብሎም?

ኣካላዊ ምንቅስስ ንጥዕናና ጠቀምቲ እዮም። ኣብ ራያ ኸባብ ኸዓ ልሙድ ዝኾነ ናይ ቕልሲ ቃልስ ምቅላስ ወይ ምትዕላቕ ባሃልሎ ኣብ ካል ቦታ እንታይ ክውኑ ይኽእ?

ኣብ ከባብዩና እስሓሽ ኣግልጋሎት ተዝሀሉ ናይ ማይ ኣቕርበት እዩ መብራህቲ እናተ ቖራረጸጥ ተኽኽ እያ ተብልአና እዝ ኾይኑ ግን መንግሥቲ ብምንታይ መልካዕ ክፈትሕይ ኽእል?

ጽርይ ናይማይ ቐረብ ፣ዘይቈራረጽ መብራህቲ ኃይሊ ፣ኤሌክትሪክ እዙ ኣመና ኣድላይብ ከም መሠረታውሉ መዓጥቃዓ ኽማላ ኣለዉ ካሊእ እንታይ ክማላ ኣለዉ ንሓንተኣዲ።

ስተፋላለዩ ናይ ታሪኻዊ ጐንጽታትን ናይ ታሪኻዊ ቅያታትን ኣብ ዓድና ኣለዉ እዝ ኸዓ ነትግራይ እቲ ኣብዪ ቐንዲ ናይ ኲናት ቦታ ምዃና ናይተፈጦ ምቕያር ኣስዒብዋ ኣሎ።

ኣብ ባህላዊ ሕክምና ብጣዕሚ ዝረአዩ ሓደ ናይ ኣዕፅምቲ ምግጥጣም ግማይ ምስዝህልወካ ብጣዕሚ ዝእመነሉ ዝሓሸ እዩ ተባሂሉ እዩ ዝእመን ካብ ናይ ዘመናዊ ህክምና ማለት እዩ፡፡ ካልእ ዝሓሸ ጥበባት ክህሉ ይኽእል ዶ ካብዚ?